ንግድን ምትዕድደዳግን ኽንብል ከለና ደቂሰባት መዓልታዋ ነሮኦም ነምምራሕ ንትርፊ ኢሎም ክሳራ ከም ዘጋጥሞሞ ኣሚኖም ካብ ባዕሎም ዘምረትዎ ይኹን ካብ ሰብ ዝገዝእዎ እናነገዱን እናሸጡን ኽናነበሩ ኸለው ኤዩ።

ትምህርቲ ኽንብል ኸለና ብዝተፈላለዩ ብኣስኳላ ይኹን ብ መንፈሳዊ ትሞህርቲ ክንብል ከለና መንፈሳዊ ክንመሃር ከለና እዩ። ኣስኳላ ከዓ ን ኣብነትፐ ካብ ቀዳማይ ኽሳብ ሻምናዬ

ትራንስፖርትን ተሽከርከርትን ክንብል ከለና መኪና እንኣ ሐጂ ካብ ዝተፈላላዩ ቦታታት ዝተሸኸምናዮ ነገር ሓሚሞካ ኣብ ሓፂር ግዜ ናብ ጥዕና ትካላት ኽትበፅሕ ኾተስ ስራሕትና ኣብ ሓፂር እዋን ኽውዳእ ትሕግዝ።

መጋየፂን መመላኽዕን ኽንብል ከለና ሐዚ መመላኽዒ ብበዝሒ ደቂ ኣንስትዮ ዝጥቀማሉ እዩ። ኣብ ገፅና እንጥቀመሉ ብዝተፈላለዩ ነገራት ከም መልክዕ ፅባቀ እንወስዶ እዩ።

ናይ ገዛን በረኻን እንስሳ ኽንብል ከለና ሓዚ ናይ ገዛ እንስሳት ምስ ደቂ ሰባት ተላሚዳሞ ኽነብሩ ዝኽእሉ ኸም ላሕሚ፣ በጊዕ፣ ኣዴጊ ናይ በረኻ ኸዓ ዝብኢ ፣ ኣንበሳ ዝተፈላለዩ ኣብ በረኻ ዝነብሩ እንስሳት እዮሞ።

ስፖርማኬታት ማለት ብዙሕ ሸቀጣሸቐጥ ዝሓዘ ከም መከፋፈሊ ዝሓዘ ነጋዳይ ይኹን ዝተፈላለየ ተጠቃማይ ማሕበረሰብ ከም ሰላጣ ዝገዝእ እነሄ ብጣዕሚ ገፊሕ ዒዳጋ ዝሓዘ እዩ፡፡